ጫማ ደቂ ሰባት ኣብ እግሮም ዝገብርዎ እዩ። ከምኡውን አብ ዓለምና ዝተፈላለዩ ጫማታት ይርከቡ፡፡ እዞም ጫማታት ድማ ካብ ቆርበት ከምእውን ካብ ዝተፈላለዩ እታወታት ክስርሑ ዝኽእሉ እዮም፡፡

ጎባጉብ ካብቶም መጋየፂታት ደቂ ኣንስትዮ ሓደ እዩ፡፡ እዙይ ውን መብዛሕትኡ ግዜ ደቂ ኣንስትዮ ዘጋይፃሉ እንትኸውን ኣብ ኣሸንዳ ከምኡ ውን ኣብ መርዓ ዝጥቀማሉ እዙይ ውን ካብ ጥርቀለም ዝስራሕ ዓይነት መጋየፂ እዩ፡፡

ካብቶም ገዛ ምስራሕ እታወታት ሓደ እዩ፡፡ እዚ እውን ኣብዝሓ ካብ ??????

ብዙሓት ዓይነታት ትምህርቲ ኣለው ካብቶም ሓደ ትግርኛ እዩ፡፡ ትግርኛ መሰረት ቋንቋና እንትከውን እዚ ድማ ዘለና ክእለት ኣዘራርባ ከማዕብል ዝክእል ዘክእለና ዓይነት ትምህርቲ እዩ፡፡ እዚ ድማ መብዛሕትኡ ግዜ ኣብ ትግራይ ዝዝረብ ዓይነት ቋንቋ እዩ፡፡

ቤት ምግቢ ዝተፈላለዩ ምግብታትን መስተታትን ዝፍለጥን እዩ። ዝዛገጀወሉ ቤት ምግብን መስተን ዝተፈላለዩ ዕጨይቲ ዝስርሑ ምግብን መስተን ይርከቡ።

ደቂ ኣንስትዮ መመላኽዒ ካብ ዝጥቀማሉ መሳርሕታት መጋየፂ ሓደ ኩትሻ እዩ፡፡ ኩትሻ መብዛሕትኡ ጊዜ ኣብ ኣእዛነን ዝገብረኦ መጋየፂ እንትኸውን፣ እዚ ድማ ካብ ጥርቀለም ይስራሕ፡፡

ዜና ብኣብዝሓ ሰዓት ክልተ ይቐርብ፡፡ እዚ ውን ቁም ነገር ሓዘል ኮይኑ ዝቐርብ ነገር እንትኸውን መብዛሕትኡ ግዜ ደቂ ሰባት ኣፍልጦ ክህልዎም ከምኡውን ካብ ዝተፈላለዩ ሕማቓት ስራሕቲ ንኽወፁን ዝገብር እዩ፡፡

ኣብ ሓደ ስድራ ባእስን ግጭትን ከምኡ እውን ዘይምስምማዕ ከጋጥም ይኽእል እዩ። እዚ ባእስን ግጭትን ንምፍታሕ ድማ ደቂ ሰባት ዓርሶም ብዓርሶም ብምርድዳእ ከምኡ'ውን ብምስማዕን ክፈትሕዎም ይግባእ።

እምኒ ካብቶም ንስራሕቲ ህንፃ ዘድልዩ እታወታት ሓደ እዩ ።ኣብ ከባቢና ዝተፈላለዩ ዓይነታት እምኒ ምስ ዝተፈላለዩ መጠን ሼብን ዝቐርቡ እዚኦም ድማ ገዛ ንምስራሕ ዓብዪ እጃም ዘበርክቱ እታወታት እዮም።

ገዳም ኣብነኣረጋዊ እቲናይ መጀመርታ ገዳም እትከውን ኣብ ክልል ትግራይ ኣብ ከባቢ ዓዲ-ግራት ሕልፍ ኢልካ ዝርከብ እዙይ እውን እቲ ታሪክ ዝለዓለ ተፈጥሮ ተባሂሉ ኣብ ዩኒስኮ